እዚ ናይ ኢትዮጴያ ቡና ስፖርት ጋንታ መፍለይ ኣርማ እንትኸውን እዚ ጋንታ እዙይ ካብቶም ዓበይቲ ጋንታታት ኢትዮጵያ ዝበሃሉ ሓደ እዩ፡፡

እዙይ መጕዕ እዚይጋር ጌርካ ካብዘይ ይምች ቦታ ናብ ናይ መቐመቲ ይቀለብ እንስሳ ሙሳድ እዮም።

እዙ ናይስተፋላለየ ክፍላሃገራት ዝውክል ባንዲይራ ኾይኑ ንነይ ባዕልን ዝገልጽ ፍሊዝኾነ ኣሩማን ዝሓዘ እዩ።

እዙይ ስተፈላለዩ ዓይነት እንሳ ምዕቐቡ ኾይኑ ኣውሽድኣቲኢና ኽንዕዘወልን ክህደሰሉን እንኽእል ዓይነት ቦታ እዩ።

እዚይዮም ፍራምፍርን ኣኅምልቲንኾይኖም መውዙህትዮም ኬብሰልና ብጥራኦም ንምጎም ኴይኖም ነፍስኻደሞ ብጥዕሚ ወስንቲ ዝኾኑ ጥቐምቲ ዝኾኑ ዓይንተ ትክልቲ እዮም።

እዚእን ስመንእዱ በሃላ ዓይነት እንሳ ዘቤት ኮይንን ወዙሕቲ ጊዜ ኣብ ገጠራት ዝተፈላሊ ዓይን ጽዕነት ጺዕንና እነጕዕ ዘለን ዓይነት እንሳዩ እዩ።